ቫንደር ብሐምላይ ዕምባባታቱን ብዘህድእ ጨናኡን ዝፍለጥ ጨናዊ ዕምባባ ዘለዎ ተኽሊ እዩ። መብዛሕትኡ ግዜ ኣብ ጀርዲን፣ መሰረታዊ ዘይቲ፡ ሳሙናን ኣሮማቴራፒን ይጥቀመሉ።

ብዛዛ ዝገበራ ደቂ ኣነስትዮ ቆልዑ ይርአያ ኣለዋ፡፡ እዘን ቆልዑ ናይ ምስልምና ተኸተልቲ ወገን እየን ዝመስላ፡፡ ናይ ምስልምና ተኸተልቲ ምዃነን ብምንታይ ክንግምት ንኽእል?

ዝተፈላለየ ሕብሪ ዘለዎ ፅማቕ ቀሪቡ ይርአ ኣሎ፡፡ ካብቲ ሕብሩ ተደሪኽና እቲ ፅሟቕ ስፕሪስ ምዃኑ ንፈልጥ፡፡ ስፕሪስ ፅሟቕ ከመይ ዝኣምሰለ እዩ?

ፍልይ ዝበለ ቅርፂ ዘለዎም ጐቦታት ይርአዩ ኣለዉ፡፡ ከባቢኦም ቁጥቋጦ ዘለዎ ብምዃኑ እቲ ከባቢ ተወሳኺ ፅባቐ ረኺቡ ኣሎ፡፡ ጐቦታት ባዕሎም ፅባቐ ከባቢ ከምፅኡ ይኽእሉ ዶ?

"ቀይሕ ሓርገጽ" ኣብ ኵምራ ሳዕሪ ደው ኢሉ ዘርኢ እዩ። እዚ እንስሳ ኣራንሺ ቀይሕ ጸጉሪ ዘለዎ ኮይኑ ኣባል ስድራቤት ከልቢ እዩ። ሕብሪ ኣካላት ሓርገጽ ድሙቕ ቀይሕ-ኣራንሺ ኮይኑ፡ ጻዕዳ ከብዲ፡ ጎሮሮኡን መንኵቡን ኣለዎ።

እታ መጽሓፍ ብዓበይቲ ፊደላት ብኣምሓርኛ ዝተጻሕፈት ኮይና፡ "ቀሲስ ሄኖክ ወማርያም" ሓዊሱ ካልኦት ጽሑፋት ኣለዉ። ናይ ኣዴና ቅድስት ድንግል ማርያም ተኣምራትን ትምህርትን ኣብ መንፈሳዊ ሕይወት ኣመንቲ ኦርቶዶክስ ተዋህዶ ኢትዮጵያ ክሳብ ክንደይ ኣገዳሲ እዩ?

ኣብ ክልል ትግራይ ከተማ ዓድዋ ዝርከብ ቤተክርስትያን መድሃኔኣለም የርኢ። ናብቲ ቀንዲ መእተዊ ዝወስድ ደረጃታት ዘለዎ ኮይኑ፡ ኣብ ዙርያኡ ድማ ገለ ተኽልታትን ሓጹርን ኣለዎ። እዛ ታሪኻዊት ቤተ ክርስቲያን ብስርዓት መን እያ ተሃኒጻ ኣብ ከባቢ ኣየናይ ግዜን እያ?

ናይ ኢትዮጵያ ኦርቶዶክስ ተዋህዶ ሃይማኖትሓደ ካህን ሃይማኖታዊ ጸሊም ክዳንን ጸሊም ቆቢዕን ተኸዲኖም ኣብ ኢዶም ካብ ዕንፀይቲ ዝተሰረሓ መስቀል ሒዞም ኣሎ። እቲ ብየማን ሰብኣይ ኣእዳዉ ኣብ ኣፍልቡ ኣንቢሩ ብኣኽብሮት እዚ ድማ በረኸት እንዳተቀበለ እዩ።

ፓንከር ዝተቐምቀመ ርእሱ ዝፈረዘ መንእሰይ ይርአ ኣሎ፡፡ ከምዚ ዓይነት ውንጭር ዝበለ ጨጉሪ ወለዲ ኣይቕበልዎን፡፡ ኮይኑ ግን መናእሰይ ብኣብዝሓ እዮም ዝጥቀሙሉ፡፡

ዘመናዊ ምቑራጽ ጸጉሪ ዘለዎ መንእሰይ። እቲ መንእሰይ ብጎኒ እዩ ዝረአ፤ ናብ ጸጋም ይጥምት ኣሎ። ጸጉሩ ጸሊም ኮይኑ ኣብ ልዕሊኡ ተፈጥሮኣዊ ግራጭ መስመራት ኣለዎ። ጎኒን ድሕሪትን ኣዝዩ ሓጺር (Fade style) ዝተላጽየ እዩ።

ኣብ ኢትዮጵያ ካብ ዝርከቡ ባህላዊ መጋየፅታት ሓደ እንትኸውን መብዛሕቲኡ ግዜ ኣብ ኣምሓራ ክልላዊ መንግስቲ ካብ ዝርከቡ ብፍሉይ ራያን ኣከባቢኣን ይዝውተሩ።

ኣብ ደቡብ ህዝብታት ኢትዮጵያ ዝርከብ ፍሉይ ናይ ገዛ ኣሰራርሓ ጥበብ ይርአ ኣሎ፡፡ እዚ ገዛ ብዘይምንም እምንን ጭቓን ዝተሰርሐ ምዃኑ ፍሉይ ይገብሮ፡፡ ብኸምዚ ዝተሰርሐ ገዛ ርኢኹም ዶ ትፈልጡ?

እዚ ግራውቲ ኣብ ቅድሚት ሰማያዊ ሳዕሪ ንድሕሪት ከኣ ንቑፅ ብጫ ሳዕሪ ዘለዎ ትርኢት እዩ ። ኣብ ርሑቕ ትሑት ኣኽራን ኣሎ ሰማይ ከኣ ኣብ ላዕሊ ብርሃን ጸሓይ ኣለዎ።

ጕጅለ ቈልዑ ኣብ ደገ ወይ ኣብ ጸልማት ክፍሊ ኣብ ትሕቲ ሓንቲ ላምባ ተኣኪቦም ከጽንዑ ወይ ዕዮ ገዝኦም ይሰርሑ ነበሩ። እቶም ቆልዑ ኣብ መሬት ኣብ ዝተዘርግሐ መንጸፍ ወይ ጨርቂ ኮፍ ይብሉ፣ ኣብ ቅድሚኦም መጽሓፍቲ ወይ ደፍተር ተዘርጊሖም።

ኣብ ኣክሱም ካብ ዝርከቡ ዘበናዊ ናይ ዕዳጋ ቦታታት ቅድሚ እቲ ኩናት ዝተጀመሩ እንትኸውን ኣብዚ ሕዚ እዋን ድማ ከም ብሓዱሽ እናተሰርሐ ይርከብ።

ሰማያዊ ኣዕኑድን ናሕሲ ዕንጨይቲን ዘለዎ ነዊሕ ህንጻ ኣብ በረንዳ ወይ መገዲ እግሪ ዝርከቡ ሰባት የርኢ። ኣብቲ በረንዳ ክልተ ብሽክለታታት ደው ኢለን ኣለዋ። ኣብቲ ብድሕሪት ዘሎ ደረቕ ኣደባባይ ካልኦት ሰባትን ተወሳኺ ህንጻታትን ይረኣዩ ድዮም?

ኣብዚ ተራእዩ ዘሎ ገጽ ናይ ሓንቲ ብስብሓት ገ/ሄር ዝተጻሕፈት "ትኩሳት" እትብል ናይ ኣምሓርኛ መጽሓፍ። እቲ ቀንዲ ክፋል ናይታ መጽሓፍ፡ ስእሊ ናይ ሓንቲ ነዊሕ ጸጉሪ ዘለዋ ሰበይቲ ኣሎ። እቲ ምስሊ ቀይሕ፡ ሕብርታት ዘወሃህድ ስነ-ጥበባዊ ስራሕ እዩ።

ሓይልታት ምክልኻል ኢትዮጵያ ኣብ ቀረባ እዋን ነቲ ፒሲኤል-181 ዝበሃል ኣጽዋር ካብ ቻይና ዓዲጉ ዝቐረበን ይረአያ ኣለዋ ። ምስቲ ዘሎ ኣጽዋር ክነጻጸር ከሎ እንታይ ምዕቡል ወተሃደራዊ ዓቕሚ ክህልዎ እዩ?

እዚ ብዙሓት ተኽልታት ኣብ ጽፉፍ ግራት ተተኺሎም፡ ብመስርዕ ተሰሪዖም ኣለዉ። ካብ ርሑቕ ክልተ ሰብኡት ነቶም ተኽልታት ክዕዘቡ ይረኣዩ፤ እቲ ቦታ ጽቡቕ ብርሃን ዘለዎን ዝለምዕ ግራት ይመስል።

ኣበዚ ዘረአ ዘሎ ምስሊ ኣብ ገዛ ብቴሌቪዥን ዝፍኖ መደብ ዜና ዘርኢ ኮይኑ፡ ኣብ ድሕሪት ሰማያውን ጸሊምን ቅርጺ ዘለዎ እዩ፡ ኣብ ታሕቲ ድማ ብቐይሕ መስመራት ዝተጻሕፈ ሓበሬታ ሳተላይት'ዩ።

መዘርባዕን ደንዴርን ዝበሃሉ ተኽልታት ይርአዩ ኣለዉ፡፡ እዞም ኣትክልቲ ናይ ፃህያይ ምድብ እዮም፡፡ ፃህያይ እዮም ማለት ግን ፍፁም ረብሓ የብሎምን ማለት ድዩ?

እዚ ኣዝዩ መፍርሒ ናይ እሳተ ጐመራ ባሕሪ እዩ፡፡ እዚ ባሕሪ ኣብ ዓፋር ክልል ኣብ ዝርከብ ኣርታዕለ ዝበሃል ፍሉይ ቦታ ይርከብ፡፡

ኣብዚ ዝተፈላለዩ ተኽልታትን ኣግራብን ኣብ ጽርግያ ብብርሃን ጸሓይ ንግሆ ክዓብዩ ይረኣዩ። ኣብ ቅድሚት፡ታሕተዋይ ጸጋም፡ጻዕዳን ብጫን ዕምባባታት ዘለዎም ቁጥቋጥ ኣለዉ፡ብድሕሪት ድማ ኣብ ጎኒ ኣግራብ ደው ኢሉ መንደቕ እምኒ ይርአ። ሰማይ ጽቡቕ ሰማያዊ ሕብሪ ዘለዎ ኮይኑ ጻዕዳ ደበናታት እዩ።

ካብ ጸሊም ጭቃ ድስቲ (ዕትሮ) ውዑይ መስተ (ስዋ) ክፈስስ ይርአ፣ ሃፈፍታ ትኪ ድማ ይለዓል ኣሎ። ኣብ ዙርያኡ ካልኦት ንኣሽቱ ናይ ዕንጨይትን ቀርኒን ጽዋእ መስተይ ዝረአዩ ኣለው።

እዚ ናይ ኢትዮጵያ ምግቢ ኮይኑ ልሙድ በየአይነቱ ተባሂሉ ይጽዋዕ። ኣብ ኢንጀራ ዝቐርብ ኮይኑ ዝተፈላለዩ ዓይነት ፀብሒ ብፍላይ ንመዓልታት ፆም ብብዚሒ እንጥቀመሎም ኢና።

ሓደ ሰብኣይ ሓጺር ፋድ ዝባሃል ቅዲ ኣቀማቕማ ጸጉሩ ቆሪጹ ይረአ። ጸሊምን ብጫን ስርርዕ ዘለዎ ናይ ጸጉሪ ርእሲ ካቦት ወይ ጋቦን ተኸዲኑ ኣሎ።

ብእንጨይቲ ዝተዘርግሑ ናይ በረኻ ናይ ኤለክትሪክ መስመር ይርአዩ ኣለዉ፡፡ እዚ ናይ ዕንጨይቲ መስመር ንሓደጋ ዝተቃልዐ እዩ፡፡ ብናይ ስሚንቶ ፓሎ እንተዝትካእ ዶ ኣየሕይሽን?

እቶም ኣቮካዶ ዝተፈላለየ ሕብሪ ዘለዎም እዮም፤ ገሊኦም ምስ በሰሉ ጸሊም ወይ ሐምላይ፡ ገሊኦም ድማ ምስ ዘይበሰሉ ቀጠልያ እዮም። ውሽጢ እቲ ሳንዱቕ ብጋዜጣ ተሰሪዑ ኣሎ። ኣብ ታሕቲ ናይቲ ስእሊ ቁራጽ ሓርጭ እውን ተገሊጹ ኣሎ።

እዚ ብደገ ዝተዳለወ ንእሽቶ ባር ወይ ቤት መግቢ ዘርኢ እዩ። ኣብ ቅድሚት ሰማያዊ ፕላስቲክ መንበርን ጠረጴዛን ተዳልዩ ኣሎ። ኣብ መናድቕ መፋለጥታትን ስእልታትን፡ ኣብ ልዕሊ እቲ መእተዊ ዝተጻሕፈ ቀይሕ ባነር ተሰቒሉ ኣሎ።

ሻሂ ጅንጅብልን ለሚንን ፣ዝተቖርጸ ጅንጅብልን ዓቢ ሽጉርቲ ለሚንን ይረአ። እዚ መስተ እዚ መብዛሕትኡ ግዜ ከም ተፈጥሮኣዊ መድሃኒት ንሰዓልን ጸገማት ምሕቃቕ ምግቢን ምሕንካስን ይጥቀመሉ። ካብ መጠን ንላዕሊ ምስታይ ከስዕቦ ዝኽእል ጎናዊ ሳዕቤን ዶ ይህሉ?

ኣንበጣ ዝራእትን ተክልታት ብምብላዕ ንሕብረተሰብ ናብ ዝተፈላለዩ ሽግራትን ዘቃልዕ እዩ። ኣብ ትግራይ ኣብ ዝተፈላለዩ እዋናት ኣሰኻ ኣንበጣ ብዙሕ ጉድኣታት ኣብፂሖም እዮም።

ዶዶ ዝበሃል ብረት ንምትሕዛዝ ዝጠቅም ቡለን ንርኢ ኣለና፡፡ እዚ መሳርሒ ኣብ ተሽከርካሪታት ብብዝሒ ይርከብ፡፡ ዳዶ ናይ እንገሊዝኛ ሽሙ እንታይ ይበሃል?

ናይ ትግራይ ኢኮነሚ ንምዕባይ እንዳተሰርሐ ከምዝርከብ ፕሬዝዳንት ጌታቸው ረዳ ምግላፆም ቴለብዥን ድምፂ ወያነ ትግራይ ኣብ ዜንኡ ኣቕሪቡ ኣሎ፡፡ እዚ መግለፂ ተሰፋ ዶ ይህብ?

ከምኡ’ውን ምዝገባ ዓቢ ጉያ ኢትዮጵያ 2017፡ ከምኡ’ውን ምስ ባንኪ ዳሸን ዝተኣሳሰር ፋይናንሳዊ ኣገልግሎት የርኢ። በዚ ሱፐር ኣፕ ክንደይ ፋይናንሳዊ ኣገልግሎት ክረክብ ይከኣል?

ኮሌጅ ቴክኒክን ሞያን ትምህርትን ስልጠናን መቐለ (TVET) ኣብ ርእሰ ከተማ ክልል ትግራይ መቐለ ይርከብ። እቲ ኮሌጅ ምስ ቢሮ ፈጠራ ስራሕ ትግራይ ምትእስሳር ዘለዎ መንግስታዊ ትካል ትምህርቲ እዩ። ምሉእ ትርጉም ናይቲ ኣሕጽሮተ ቃል ቲቪኤት እንታይ እዩ?

ካልኦት ኣቑሑት ገዛን ድብዝዝ ዝበለ ውሽጣዊ ኣቀማምጣን ኣብ ድሕሪት ይርአ። ራያ ቢራ ኣብ ኢትዮጵያ ኣብ ትሕቲ ቢጂኣይ ኢትዮጵያ ዝፍጠር እዩ። ንምንታይ ራያ ቢራ ሎምስ ዳሃዩ ጠፊኡ?

ናይ ኤቲዮ ቴሌኮምን ቴሌብርን ሎጎታት ኣብ ላዕለዋይ ጫፍ ።ናይ ቴሌቢር ኣፕሊኬሽን መራኸቢ ዘርኢ ስማርትፎን ኣማራጺታት ክፍሊትን ኣገልግሎታትን ምዝገባ ፍጻመታትን የርኢ።

ንኣሽቱ ጸለምቲ ፋጁል ኣብ መሶብ ኣብ ባህላዊ ናይ ደገ ምድላው የርኢ። እዞም ፍረታት እዚኦም ዘይተጠበሰ ፍረታት ቡን ወይ ተመሳሳሊ ፍረታት ክኾኑ ይኽእሉ። ኣብ ድሕሪት ካልእ ኣቕሓ ወይ መሳርሒታት ዝረኣዩ ይመስሉ። ኣብቲ መሶብ እንታይ ኣሎ?

ተዓዘብቲ ብዓቢ ኣቓልቦ ዝሰምዑ ወይ ዝመሃሩ ይመስሉ። ካልኦት ናይ ቤት ጽሕፈት ናውቲን መደርደሪ መጻሕፍትን ኣብ መላእ ፋሕ ኢሎም ስለዘለዉ፡ እቲ ቦታ ትምህርታዊ ወይ ሞያዊ ስልጠናዊ ኵነታት ምዃኑ የመልክት። ናይዚ ስልጠና ኣርእስቲ ክኸውን ዝኽእል እንታይ እዩ?

እቲ ቆልዓ ኣብ ናይ ኢትዮጵያ ኦርቶዶክስ ክርስትና በዓላት ልሙድ ዝዀነ ድሙቕ ቅርጺ ዘለዎ ኽዳን ተኸዲኑ ኣሎ። እቲ ጽላል ኣብ ሃይማኖታዊ በዓላት ልሙድ ዝኮነ ወርቃዊ ጥልፍ ኣለዎ።

ኣብዚ ባህላዊ ቀለቤት ብሩር ወይ ኣስራዚ ጎኒ ንጎኒ ይረአ። ብቐሊልን ባህላውን ዲዛይን ዝተቐርጹ እዮም። ሓጻርን ንጹርን፡ ባህላዊ ቀለቤት ኣብ ንጹር ብርሃን ጎኒ ንጎኒ ይረአ ኣሎ።

ኣብ ኢትዮጵያ ካብ ዝርከቡ ባህላዊ መስተታት ካብ ዝዳለወሎም እቲ ሓደ ጎሾ ይበሃል። ጎሾ ካብ ተክሊ ዓይነታት እንትኸውን ተጠጢፉ ምስ ደረቀ ብከምዚ መንገዲ ናብ ዕዳጋ ወሪዱ ይሽየጥ።

ክልተ ሰባት ኣብ ወሰን ጽርግያ ደው ኢሎም ይረኣዩ። እቲ ከባቢ ከተማዊ ኮይኑ እቶም ህንጻታት ድማ ኣረጊት ይመስሉ። ሓደ ካብቶም ሰባት ኢዱ እናወዛወዘ፡ ልሙድ ናይ ጎደና ትርኢት ዝመስል ጦብላሕታ ይህብ ኣሎ።

ዝተፈላለዩ ፍራምረታት በብወገኖም ተቐሚጦም ይርአዩ ኣለዉ፡፡ ከምዚ ዓይነት ኣቀማምጣ ዓይኒ ዕዳጋ ዝፈጥር እዩ፡፡ ንምዃኑ ዓይኒ ዕዳጋ እንትንብል እንታይ ማለትና እዩ?

ኣብ ፈትሊ ዝተንጠልጠሉ ዝተፈላለዩ ዓይነታት ናይ ክሳድ መሳቕል ይርአዩ ኣለዉ፡፡ እዞም መስቀላት ናይ እንታይ ሃይማኖት ኣመንቲ እዮም ኣብ ክሳዶም ዝዓንቑዎም?

ናይ ኮካኮላ ምህርቲ መከፍፈሊት ቀያሕ መኪና ትርአ ኣላ፡፡ እዛ መኪና ናይ ኮካኮላ ካምፓኒ ምህርቲ ተከፋፍል ምዃና ብሕብራ ፍልጥቲ እያ፡፡ ናይ ኮካኮላ መከፋፈሊ ካሳ ኸ ሕብሩ እንታይ ይመስል?

ኣብ ኢትዮጵያ ካብ ዝረከቡ ትካላት እቲ ሓደ ኮሚኒኬሽንን ኣገልግሎት ቢሮ እቲ ሓደ እዩ። እዚ ብኣቶ ለገሰ ትሉ ዝምራሕ ቤት ዕዩ መንግስቲ መብዛሕቲኡ ግዜ ዘይተገበረን ዝተገበረን መረጃ ብምጥዋይን ብምዕራይ ዘመሓላልፍ ትካል እዩ።

ብማሽን ዝተጣሓነ እምኒ ንኮንስትራክሽን ስራሕቲ ዝጠቅመና ጆያ እንዳተባሃለ ዝፅዋእ እንትከውን ፣ ንመሻሻታን ኮሎ፣ ኮንኪሪትን ካልኦት ናይ ኮንስትራክሽን ስራሕ ዝጠቅመና እዮ።

ክልተ ደቂ ኣንስትዮ ባህላዊ ክዳን ኢትዮጵያ ዝተኸድና ንስእሊ ደው ይብላ። ሓንቲ ብዕድመ ዝደፍአት ሰበይቲ ኮፍ ኢላ፡ ሓንቲ መንእሰይ ድማ ብድሕሪኦም ደው ኢላ ኣላ።

እዚ ኣብ መደርደሪ ድኳን ሓያሎ ታንክታት ዘርኢ እዩ። እተን ታንክታት ጻዕዳ ሕብሪ ዘለወን ኮይነን ሰማያውን ብጫን ጽሑፍ ኣለወን። ኣብ ላዕሊ"ማሚ ላክ"ተጻሒፉ ኣሎ። ኣብ ታሕቲ "ተወሳኺ ክንክን" ከምኡ'ውን "ናይ ዕሸላት ጸባ ፎርሙላ 0-6 ወርሒ" ተጻሒፉ ኣሎ።

እዚ ከም መረቕ ብርሲን ወይ ፀብሒ ብርስን ድንሽ ዝተሓወሶ ዓይነት ፀብሒ እዩ ።እዚ ዓይነት ምግቢ እዚ ከከም ኣሰራርሑኡን ጸብሒ ብርሲን ተባሂሉ ይፍለጥ።

ካብ ቡናዊ ቆርበት ወይ ቆርበት ዝመስል ንብረት ዝተሰርሐ ናይ ቤት ጽሕፈት መንበር። እቲ መንበር ማእከላይ ናይ ድሕሪት ደገፍ ኣለዎ፣ ብኽልቲኡ ወገን ድማ ክሮም መቐመጢ ቅልጽም ኣለዎ። ካልእ ኣቑሑት ገዛ ብኸፊል ብድሕሪት ይርአ።

ቅድም ክፍል ኣረቂ ብናይ ሓደ ሊትሮ ጠርሙዝ እዩ ናብ ዕዳጋ ይቐርብ ነይሩ፡፡ ሎሚ ግን ብውሑድ ዓቐን እውን ናብ ዕዳጋ ይቐርብ ኣሎ፡፡ ብንኡሽተይ ዓቐን ምቕራቡ ንገዛእን ሸያጥን እንታይ ዓይነት ረብሓ ይህብ?

ንተምሃሩ ካብ ዝገልግሉ ማቴሪያላት እቲ ሓደ ደብተር እዩ። ደብተር ብዝተፈላለዩ ሕብርታትን መልክዓትን እቶም ተምሃሮ ንክስሓቡ ተባህሉ ዝዳለው። ካብ ዓመት ናብ ዓመት ድማ ብዝተፈላለዩ ዓይነታት ድፃይን ይመፁ።

ካብ ናይ ትግራይ ጀጋኑ ተጋደልቲ ሓደ ዝኮነ ተጋዳላይ ሓየሎም ኣርኣያ ባህላዊ ክዳን ተከዲኑ ፍሽኽታ ዝመልኦ ድሙቕን ትርኢት ዘለዎን ድሕረ ባይታ ምስ ደበናን ቀስተ ደመናን እዩ።

እዚ ኣብ ላዓሊ አንሪኦ ዘለና ምስሊ ህፁፅ ፃውዔት ናይ ተመዛበልቲ ኣዋጅ እዩ ዘርኤና ዘሎ። በዚ መሰረት ህዝብታት ታኣኪቦም ጭርሕኦም ዘርጊሖም ይርከቡ።

እዚ ኣብ ጐደና እታ ከተማ እትርከብ ናይ ማይ ታንክ መኪና ኮይና ኣብ ደረት መንገዲ ኣትክልቲ ማይ ንምስታይ ወይ ጽገና ጐደናታት ንምፍጻም እትጥቀመላ ናይ ከተማ ወይ ናይ ብሕቲ ታንከር መኪና እያ ።

ኣብ ሓደ ሓደ ቤት ዕዮታት ዝሰርሑ ሰራሕተኛታት ነቶም ዝግልገልሎም ንብረታት ይኹን ሰነዳት ኣብ ኣትሓሕዛ ጉድለት ኣሎ። ስለዝኾነ ድማ ሰባት ንምምዛን ኣብ ኣታትሓ ሰነዶም ገፊሕ ስልጠናን ትምህርትን ክህሉ ይግባእ።

እዞም ኣብ ላዓሊ እንሪኦም ዘለና ጀጋኑን ዋዕሮታትን ትግራይ ኮይኖም፤ ኣብ ናይ ቀደምን ዝሓለፉ ዓመታት ንህዝባዊ ወያነ ሓርነት ትግራይ ዝተቃለሱ ሓርበኛታት ሰባት እዮም።

እዚ ብዙሓት ቀጠልያ ቲሸርት ዝለበሱ ሰባት ኣብቲ ቀንዲ ጽርግያ ክጎዩ ይረኣዩ። ኣብ ድሕሪት ድልድል ጽርግያን ህንጻታትን፡ ኣብ ትሕቲኡ ድማ "24 ኣዲስ ኣበባ ኣብ ሓድነት" ዝብል ጽሑፍ ተጻሒፉ ኣሎ።

ጥርሙዝ ዘይቲ ህጻን ጆንሰን። እቲ ጥርሙዝ ንጹር ኮይኑ ሮዛ ቆቢዕ ኣለዎ። ኣብ ድሕሪት ቀጠልያ ዕትሮ ብኸፊል ይርአ። ዘይቲ ህጻናት ብቐንዱ ካብ ምንታይ ይስራሕ?

እዚ ኣብ ደገ ኣብ ወሰን ጽርግያ መንፈሳዊ ስእሊ ዘርኢ እዩ። ኣብ መሬት ብዓምዲ ዝተሰርዑ ሕብራዊ ሓወልትታት ቅዱሳንን መጽሓፍ ቅዱሳዊ ስእልታትን ኣለዉ። ኣብ ድሕሪት ጻዕዳ ክዳን ዝተኸድኑ ሰባት ኣብ ጽርግያ ክኸዱ ይረኣዩ። እቲ ትርኢት ጸሓያዊ፡መሬት ደረቕ፡ጽላሎት ገረብ ድማ ይርአ።

ኣብዚ ሕዚ እዋን ሰባት ዝተፈላለዩ ቅርፅታትን ድዛይናትን ዘለዉዎም ብዘመናዊ መልክዕ ዝዳለው ቁነታት እናተቆነኑን እናቆነኑን ይርከቡ። ነዚ ድማ እዩ ሰባት ቆናኖ ከም ሓደ ዓይነት ናይ ስራሕ ዘርፊ ዝጥቀምሎም።

ኣብ ትግራይ ካብ ዝርከቡ ናይ ሚዲያ ጣብያታት እቲ ሓደን እቲ ዝነውሓ ዓመት ዘገልገለን ድምፂ ወያነ ትግራይ ኣርማ እዩ። እዚ ሚዲያ ቅድሚ ናብ ቴሌቪዥን ምጅማሩ ብሬድዩ ጣብያ እዩ ነይሩ።

ብመስመር ዝተተኸሉ ጉዕ በርበረ ይርአዩ ኣለዉ፡፡ እዞም ተኽሊ ናብ ፍረ ዝበፅሑ እዮም፡፡ ተኽሊ ብመስመር ምትካል ኣብ ምሕርቲ ዘምፅኦ ለውጢ ኣሎ ዶ?

ኣብ መደርደሪታት ድኳናት ንመሸጣ ዝቐረቡ ክልተ ዓይነት ፍርያት ዝሓዘ ምርኢት። ላዕሊ፡ "Good Baby"ን "abc baby wipes"ን ናይ ህጻናት መንጽሂ፡ ብቐንዱ ብሰማያውን ሮዛን ዝሕብሩ።

ኣብ ሓደ ናይ መዓርፎ ነፈርቲ ጸጥታ መፈተሺ ነቑጣ ሰባት ዝምርምር ስካነር እዩ። እዚ "ፕሮቪዥን 2" ዝተባህለ ማሽን፡ ንጸጥታ ዝኸውን ዝተሓብኡ ነገራት ንምፍላጥ ሚሊሜተር ማዕበል ቴክኖሎጂ ይጥቀም።

ናይ ኣዋሽ ባርክ ኣርማ ኣብ ዘለዎ መድረኽ ናይ ዕምባባ ጉንጉን ይርአ ኣሎ፡፡ ኣብቲ መድረኽ ሓደ ሱፍ ዝተኸደነ ሰብ እኒሀ፡፡ እዚ ሰብ ናይቲ ባንኪ ሰራሕተኛ እዩ ዝመስል፡፡

ኣብ ገጽ መጽሓፍ "ቀንዲል" "ሓቀኛ ዛንታ ዕድመ ምሉእ" ዝብል ንኡስ ኣርእስቲ ኣለዎ። ኣብቲ ናይ ገጽ ምስሊ ዚነድድ ሽምዓ እዩ ዚርአ፣ እዚ ኸኣ ንታ መጽሓፍ ዘመልክት ኪኸውን ይኽእል እዩ። መን እዩ ነታ ልብ-ወለድ ጽሒፍዋ?

ሓንቲ መንእሰይ ኣብ ግራት ስርናይ ደው ኢላ፡ በሰለ ስርናይ ሒዛ ኣላ። እቲ ቀውዒ ወርቃዊ ሕብሪ ዘለዎ ኮይኑ ሰማይ ብኸፊል ደበናዊ እዩ።

እዚ ኣብ ላዓሊ እንሪኦ ዘለና ምስሊ ሰብኣይ ናይ "ንብ ኢንተርናሽናል ባንክ"መፋለጢ ኤጀንሲ ምኻኑ እዩ ዘርኤና ዘሎ። ብተወሳኪ እውን እቲ ኣብ ጎኑ ዘሎ ባንዴራ ይሕብረና።

ድኳን ናይ ፈርኒቸር ወይ መፍረዪ ዕንጨይቲ ቦታ ይመስል፣ ናይ እንዳ ክዳውንቲ ፣ ዓራትን ኣብ መንገዲ እግረኛ ሰብን ኣብ መንገዲ ዝረኣዩ ኣለውዎ።

እዚ ኣብ ኣኽሱም ዝርከብ ናይ ሃፀይ ካሌብ ቤተ መንግስቲ እዩ፡፡ እዚ ቤተ መንግስቲ ዓብዪ ታሪክ ዘለዎ እዩ፡፡ ንምዃኑ ንጉስ ካሌብ እስካብ የመን ይገዝኡ ምንባሮም ትፈልጡ ዶ?

ኣብ ግዳም ተኣኪቦም ብዙሓት ብያትታት ሒዞም ምግቢ ኺዕድሉ ወይ ረድኤት ኪጽበዩ ኸለዉ ዜርኢ እዩ። እቲ ኣቀማምጣን ሰባት ረድኤት ንኽረኽቡ ተሰሪቖም ዝጸንሑሉ ሰብኣዊ ወይ ናይ ስደተኛ ኩነታት እዩ ዝሕብር።

ብሽክሌታታትን ናይ ብሽክሌታ መለዋወጢ ናውትን ዝሽየጡሉ ገዛ ይርአ ኣሎ፡፡ እዞም ኣብ ደገ ዘለዉ ሸቐጣት እዚ እዮም ዘመላኽቱና፡፡ ኣብዚ ካብ ዝሽየጡ ናውቲ ገለ ክትጠቕሱ ትኽእሉ ዶ?

ዝተፈላለዩ ፅሑፋትን ሕብሪታትን ዘለዎም ባኮታት/ዝተዓሸጉ ካርቶናት ናይ ቆልዓ ምግቢ ሒዞም አብ ፃዕዳ ሕብሪ ጣውላ ተደርዲሮም ይርከቡ፡፡ ን ሓደ ዕሽግ “አዩ” ዝብል ናይ ቆልዓ ምግቢ ዋግኡ ክንደይ እዩ?

"ሴሪፋም" ዝበሃል ናይ ህጻናት ምግቢ ሳንዱቕ ኣሎ፡ እዚ ድማ ስርናይን ሶያን ዝሓዘ ኾይኑ፣ እቶም ቀመማት ብንጹር ተጻሒፎም ኣለዉ። ንምንታይ እዩ ኣብ ኢትዮጵያ ዝተዓሸገ ምግብታት ከም ፓስታን ምግቢ ህጻናትን ዝያዳ ተፈታዊ ኮይኑ ዝኸይድ ዘሎ?

ናይ ቀዳሞት ምስሊ ዘለዎም ሰባት ኣብ ናይ ኣደባባይ በዓል ይርአዩ ኣለዉ፡፡ ንኣብነት ኣከዳድንኦም ካብ ናይ ሎሚ ኣዝዩ ዝተፈለየ እዩ፡፡ ካልእ ናይ ቀደም ሰባት ካብ ናይ ሎሚ ብምንታይ ክፍለዩ ይኽእሉ?

ባህላዊ ክዳን ዝተኸደኑ መርዓውን መርዓትን ብናይ ፎቶ ኣቋቑማ ቅድሚትን ድሕሪትን ኮይኖም ይርአዩ ኣለዉ፡፡ ወርቃማ ጥልፊ ክዳኖም ፍሉይ ፅባቐ ኣላቢስዎም ኣሎ፡፡ እዚ ክዳን መርዑት መዓዝ ዝግበር እዩ?

እቲ ትርኢት ሰባት ኣብ ዙርያ ሓደ ኣብ ባህላዊ ማኣዲ ዝተቐመጠ ዓቢ ቅርጫት ኮፍ ኢሎም ክበልዑ ይራኣዩ ኣለው። ቆርበት እንስሳታት ወይ ከዓ ኣጋዛታት እውን ኣብቲ ከባቢ ይርአ።

ኣብ ኣረጊት መሸማዕ ንመሸጣ ዝቐረቡ ፃዕዳ ሽጉርትን ቀይሕ ሽጉርትን ይርአዩ ኣለዉ፡፡ ንሸቐጣት ኣብ ከምዚ ዝኣምሰለ ዘይስሕብ ነገር ምስጣሕ ግን ፅቡቕ ኣይኮነን፡፡

ብቐንዱ ናይ ስእሊ መቕረፂታት ኣቑሑት፡ ማርከርን መቑረጺን ብዝተፈላለየ ምድላዋት ዝተሰርዑ ናይ ስነ-ጥበብ ቀረብ የርኢ። እዞም ንዋት እዚኣቶም ኣብ ጻዕዳ መደርደሪ ብመልክዕ ተሰሪዖም ኣለዉ። እቲ ቀንዲ ነገር ንምታይ እዮም ዘገልግሎ?

እዚ ብፈረስ ዝስሓብ ዓረብያ ኣብ ኣስፋልት ጽርግያ እናተጓዕዘት ዘርኢ እዩ። ብሓደ ሸነኽ ሓደ ሰብኣይ ኣብ ጐድኒ ጽርግያ ደው ኢሉ፡ኣብ ርሑቕ ድማ ካልእ ብፈረስ እትስሓብ ዓረብያ ትቐርብ ኣላ። እቲ ትርኢት ጎደና ከተማን ባህላዊ ኣገባብ መጓዓዝያን ዘርኢ እዩ።

ኣብዚ ምስሊ ሓደሽቲ ክራራት ይርአያ ኣለዋ፡፡ ክራር ኣብ ዝኾነ እንዳ ዕንጨይቲ ስራሕ ክትስራሕ ትኽእል እያ፡፡ ክራር ብዘይ ምንም ተወሳኪ መሳርሒ በይኑ ክፅወት ዝኽእል ምዃኑ ትፈልጡ ዶ?

እቲ ጠቅላይ ሚኒስትር አብይ አሕመድ ንላዕለወት ብዓል ስልጣናት ደው ኢሉ ንኻልኦት ብኣኽብሮት ሰላምታ ኺህቦም ወይ ኣፍልጦ ክህበም ኸሎ ዘርኢ እዩ።

ፍርያት ክንክን ገጽ፤ ማለት ሓበሻ ዕጸ-ፋርስ ጸረ-ምጉርምራም ክሬም ውጽኢት ዘማልአ ይረአ ኣሎ፡፡ ናይዚ ፍርያት ክንክን ቆርበት እንታይ ክኸውን እዩ ትብሉ?

ተንቀሳቓሲ ኤሌክትሪክ ጀነሬተር እዩ። እቲ ጀነሬተር መብዛሕትኡ ቀይሕ ሕብሪ ዘለዎ ኮይኑ ብጸሊም ብረት ፍሬም ዝድገፍ እዩ። ዝለዓለ ውጽኢት ሓይሊ ናይዚ ጀነሬተር ክንደይ ይኸውን?

ካብ ቆርበት ዝዳሎ መዕጥማቖታት ዝሰርሕ ሰብኣይ ይርአ ኣሎ፡፡ እዚ ዓይነት ደረቕ ናይ ቆርበት መዕጥቖ ኣብ ከባቢ ገጠር ዝዝውተር እዩ፡፡ ኣብ ከባቢ ከተማ ዘይዝውተር ንምንታይ እዩ?

ደቂ ኣንስትዮን ህጻናትን ካብ ሩባ ወይ ዓይኒ ማይ ማይ ክስሕቡ ይረኣዩ። ደቂ ኣንስትዮን ህጻናትን ዝርከብዎም ብውሕዱ ሰለስተ ሰባት ይረኣዩ። ኩሎም ባህላዊ ወይ ቀሊል ክዳን ተኸዲኖም እዮም። ሰባት ማይ ንምስሓብ ተንበርኪኾም ይረኣዩ።

እዚ ወታደራዊ ጃኬትን ሽርጥን ዝገበረ ሰብ ጆን መዲድ ብዝብል ሳጓ ዝፍለጥ ጀነራል ዮሃንስ እዩ፡፡ እዚ ሰብ ኣብ ግዚያዊ መንግስቲ ትግራይ ዘለዎ ስልጣን እንታይ እዩ?

እዚ ኣብ መጽሓፍ ቅዱስ ድሕሪ ማይ ኣይሂ ኣምላኽ ምስ ደቂ ሰባት ዝኣተዎ ቃል ኪዳን ዘርኢ እዩ። ኣብ ታሕቲ "ድሕሪ ማይ ኣይሂ ኖህ መስዋእቲ ኣቕሪቡ"ዝተጻሕፈ ከፊላዊ ጽሑፍ ኣሎ። ካብ መጽሓፍ ቅዱስ እንታይ መልእኽቲ እዩ ዘመሓላልፍ እዩ?

እዚ ኣብ መንጎ ኽልተ ቶዮታ ማካይን ዘሎ ናይ ምንጽጻር መወዓውዒ እንትኮውን እቲ ጽሑፍ ብቛንቋ ኣምሓርኛ ብቛንቋ ኢትዮጵያ እዩ ተፃሒፉ ።

እቲ ዝርአ ዘሎ ተርሚክ ወይ ዕርዲ ተጠቒምካ ክንክን ቆርበት ዘርኢ ኮላጅ እዩ። ተርሚክ ንቆርበት ዘለዎ ቀንዲ ረብሓታት እንታይ ይኸውን ትብሉ?

ኣብ ትግራይ ካብ ዝርከቡ ፍሉጣት ድምፃዊያን ሓንቲ ዝኮነት ሸዊት መዝገቦ እንትከውን፣ ደርፍታታ ናይ ፍቅርን ሃገርን ብህዝቢ ብጣዕሚ ተፈታዊ ተደላይን እዩ።

እዚ መዐሸጊ ናይ ማማስ ጸባ ዝተባህለ ብሰበታ ኣግሮ ኢንዳስትሪ ዝፍጠር ናይ ኢትዮጵያ ፍርያት እዩ። ናይ ውሽጢ ዓዲ ፍርያት ምርኣየይ ኣዝየ ሕጉስ እየ፤ ብዘይካ ፓስተራይዝድ ጸባ ካልእ እንታይ ፍርያት ጸባ ኢኻ ትፈልጥ?

ንእሽቶ ፖርስላን ፊንጃል ኮይና፡ ኣብ ውሽጣ ብሩር ሕብሪ ዘለዎ ብረት ማንካ ኣሎ። እቲ ፊንጃል ንእሽቶ ኮይኑ ብደገ ሪብ ዝመስል ቅርጺ ኣለዎ። ድሕረ ባይታ ፍኹስ ዝበለ ሕብሪ ዘለዎን ቅርጺ ዘለዎን ገጽ እዩ። ካብ ምንታይ ንብረት እዩ ዝስራሕ?

ዳና" ዝብል ጽሑፍ ዘለዎም ዕትሮታት/ዕሹጋት ጠራሙዝ የርኢ፣ እዚኦም ድማ ሩዝ (ወይ ተመሳሳሊ እኽሊ) ዝሓዙ ይመስሉ። እቶም ዕትሮታት ጠራሙዝ እንታይ እዮም ዝሓዙ ትብሉ?

ባህላዊ ህንፃ ኢትዮጵያ ይረአ፤ ቤተ ክርስቲያን ክኸውን ይኽእል እውን እዩ። ብመንደቕ እምኒ ዝተኸበበ ኮይኑ፡ ኣብ ቅድሚት ዝደረቑ ሳዕርን ኣግራብን ኣለውዎ።

እዚ፡ ጻዕዳ ቲሸርትን ወተሃደራዊ ክዳውንትን ተኸዲኖም፡ ኣብ መንኵቦም ቀይሕ፡ ብጫን ቀጠልያን ቀለቤት ዘለዎም ይራኣዩ ኣለው። ኣብ ኢዶም ድማ ኣጽዋር ዝሓዙ መስመር ሓይልታት ጸጥታ ዘርኢ'ዩ።

እዚ ተመሃሮ ዘፅኑዑ ወይ ዝፅሕፉ ተመሃሮ ዘርኢ እዩ። እዞም ተምሃሮ ዩኒፎርም ቤት ትምህርቲ ምኽዳን ኣብ ሰደቓታት ኮፍ ምባል ኣብ መጻሕፍቲ ምንባብ ወይ ምጽሓፍ መሸፈኒ ኣፍን ኣፍንጫን ምግባር ምናልባት ብምኽንያት ኮቪድ-19 ጥንቃቐታት ክኸውን ይኽእል እዩ።

ጭራ ዝበሃል ናይ ዝንቢ መባረሪ ይርአ ኣሎ፡፡ እዚ መባረሪ ዝንቢ ብኣብዝሓ ሽማግለታት ይሕዝዎ፡፡ እዚ ዝኾነሉ ምኽንያት ካብ ምንታይ ዝነቅል እዩ?

እዘን ኣብ ላዓሊ ዝርኣያ ዘለዋ ሰለስተ ኣጓላት ነናይ ባዕለን ዝኾነ ጉዕዞ ከም ዘለዋን ይሕብረና ኣሎ። ከምኡ እውን ሰለምታ ከም ዘይ ባሃሃላ የርኤና።

ኣብ ገጠር ወይ ኣብ ዘይወግዓዊ ቤት ትምህርቲ ዝርከብ ክፍሊ እዩ::እቲ ስእሊ ብዙሓት ቈልዑ ኣብ ጥቓኦም ኮፍ ኢሎም መብዛሕትኦም ከኣ መዘኻኸሪ ደብተር ወይ ወረቓቕቲ ሒዞም ከም ዘለዉ የርኢ።

እዚ ባህላዊ ክቢ ህንጻ ዘርኢ እዩ። እቲ መሰረት ካብ እምኒ ዝተሰርሐ ኮይኑ መናድቕ ድማ ብፃዕዳ ዝተቐብአ እዩ። እቲ ናሕሲ ካብ ሞገድ ሓጺን ዝተሰርሐ ኮይኑ ኣብ ዙርያኡ ቁሩብይዝርጋሕ። እቲ መናድቕ ብሓጺን ኣብ ቦታኡ ዝተታሕዘ ቅርጺ ዘለዎ ማዕጾን መስኮትን ኣለዎ።

ናይ ግሊ ባንኪ ካብ ዝባሃሉ ዳሸን ባንኪ ኣርማ ወይ ሎጎ ይረአ ኣሎ። ድልዱልን ትርጉም ዘለዎን ስም ምልክትን ኣርማን ኣብ ምትእምማን ዓማዊል ክሳብ ክንደይ ኣበርክቶ ኣለዎ?

ሕጃብ ዝተተኸደና ደቂ ኣንስትዮ ኣብ ኣፍ በሪ ቤት ትምህርቲ ተኣኪበን ይርአያ ኣለዋ፡፡ ሕጃብ ምኽዳን ብሕጊ ቤት ትምህርቲ ቅቡል ድዩስ ኣይኮነን?

ባህላዊ መስተ ኢትዮጵያ ምድላው ወይ ምቕራብ። ብጫ ባህላዊ ክዳን ዝለበሰት ሰበይቲ ብርጭቆ ዝመስል መሳርሒ ተጠቒማ ኣብ ትኪ ዝተመልአ ጸሊም ጭቃ ድስቲ (ዕትሮ) ፈሳሲ (ከም ወይኒ ወይ ስዋ) ክውስኽ ይርአ። ወይንን ስዋን ብቐንዱ ካብ ምንታይ ይስራሕ?

ሴክሽናል ሶፋ (L ቅርጺ ዘለዎ) እዩ። እቲ ሶፋ ካብ ግራጭ ወይ ቡናዊ ጨርቂ ዝተሰርሐ ኮይኑ፡ ኣብ ድኳን ፍርናሽ ክኸውን ይኽእል እዩ፣ ተወሳኺ ፍርናሽ ድማ ኣብ ምርኢት ይርአ።

ሓደ ሰብ ኣብ ዓሚቕ ሸሓነ ፀብሒ የማስል ኣሎ፡፡ ነዚ ፀብሒ ንምንታይ የማስሎ ከምዘሎ ኣይፍለጥን፡፡ ምናልባት ንዘእተዎ ጨው ዶ የስማዕምዕ ይህሉ?

እዘን ኣብ ላዓሊ እንሪአን ዘለና ውቅባትን ማእርገኛታትን ኣዴታት ትግራይና ብዝተፈለለየ ኣከዳድና, ስታይል ኣቋንና, መመላኽዔ ናይ ኢድ ሒና ብመጥቆርያን ሳዓትን መልኪዐንን ደሚቀንን ይራኣያ ኣለዋ።

ኣብዚ ሕዚ እዋን ሰባት ጥቅሚ ዕረ እናተረድኡን እናፈለጡን ስለዝርከቡ ኣብ ፋብሪካታት ይኹን ኣብ ገዛ ውሽጢ ካብ ዕረ ዝዳለው ናይ ገፅ መፀባበቅትን ንፀጉሪ ርእሲ ዝኾውን ቅብዓታት ኣብ ምድላው ይርከቡ።

እዚ ሳጹን ናይ ፕላስቲክ ማበጠሪያ መተሓላለፊ ተባሂሉ እውን ይፍለጥ እዩ። ብፕላስቲክ ዝተሰርሐ ማበጠሪያ ሰነዳትን ፀብፃባትን መጻሕፍትን ንምእሳር ምስ ማበጠሪያ ማሽን እዩ ንጥቀመሉ።

ኣብ ትግራይ ካብ ዝርከቡ ገዳይም ደረፍቲ ሓደ ዝኮነ ተጋዳላይ ኣበበ ኣርኣያ እንትከውን፣ ናይ ፍቅርን ሃገርን ደርፍታቱ ብህዝቢ ብጣዕሚ ተፈታዊን ተመራፅን እዮም።

እዚ ኣብ ጽርግያ ደው ኢላ ዘላ ግራጭ መኪና ዘርኢ እዩ። እታ መኪና ዘመናዊ ዲዛይን ዘለዋ ኮይና፡ ጸቢብ መስኮታታን ጸሊምን ጻዕዳን ብሓጺን ዝተሰርሐ መንኮርኮር ቅስትን ኣለዋ። ናይ ድሕሪት መብራህትን ናይ ነዳዲ ታንኪን ብየማን ኣሎ። ቀጠልያ ተኽልታትን ብድሕሪት ይርአ።

እዚ ከም እንዕዞቦ እዚ ናይ መግለጺ አርማ እዩ ።ንጽሑፍ ጋዜጠኝነት ስነ-ጽሑፍ ወይ ሓሳብ ንሓሳብ ምልውዋጥ ዜመልክት ሰማያዊ ክንቲት ብርዒ እዩ።

ኣዋሽ ወይኒ "ከሚላ" ዝበሃል ፍርቂ ምቁር ጻዕዳ ወይኒ የፍሪ። ኣብ ሓደ መደርደሪ ሓያሎ ቀጠልያ ጥርሙዝ ይረኣዩ፡ ነፍሲ ወከፎም "ከሚላ" ዝብል ሰማያውን ወርቅን ዝብል ምልክት ኣለዎም።

ድምጻዊ ቴዲ ኣፍሮ፡ በዓልቲ ቤቱ፡ ተዋሳኢትን ኣፍራዪ ፊልምን ኣምለሰት ፡ ምስ ክልተ ደቆም። እዛ ስድራ ኩሎም ባህላዊ ኣከዳድና ኢትዮጵያ ተኸዲኖም፣ ኣብ ደገ ገዝኦም ደው ኢሎም፣ ኣብ ጎኖም ጸሊም ከልቢ ይረአ፣ ብማዓዝ እዮም ተመርዒዮም?

ብሰንኪ ኲናት ወይ ግጭት ብብዙሕ ጥይት ዝተሃርመ ገዛ መንደቕን ድሙቕ ሰማያውን ማዕጾ። ሕብሪ እቲ መንደቕ ፍኹስ ዝበለ ብጫ ክኸውን ከሎ፡ ማዕጾን መስኮትን ድማ ሰማያዊ እዩ። ኣብ መንደቕን ሰማያዊ ማዕጾን ብዙሓት ቀዳዳት ጥይት ብንጹር ይረኣዩ።

ተምሪ ብበዝሒ ኣብ ሃገራት ዓዕራብ ዝርከብ እንትኸውን ብዙሕ ናይ ጥዕና ጥቅሚ ከዓ ኣለዎ። ተምሪ ብባህላዊ መንገዲ ንከብዲ ቁርፀትን ድርቀትን ድማ ይጠቅም።

ኣብ ኣረጊት መሸማዕ ዝተሰጥሐ ፃዕዳ ሽጉርትን ቀይሕ ሽጉርትን ይርአ ኣሎ፡፡ እዚ መስጥሒ ንዓይኒ ደስ ኣይብልን፡፡ እዚ ኣብ ዕዳጋ ኣሉታዊ ፅልዋ ይህልዎ ዶ?

ኣብቲ ፅርጊያ ኣጣል ይርአያ ኣለዋ፡፡ እዘን ኣጣል ኣብ ከተማ ዝፋረያ እየን፡፡ እቲ ዘግርም እዘን ኣጣል ካብ ናይ ገጠር ንላዕሊ ምቾት ዘለወን እየን፡፡

እዚ ሓደ ሰብ ፀጉሩ ሰብኣይ ኪቘርፆ ወይ ኪቘርፅ ከሎ ባህላዊ ጸጕሪ አቆራርፃ የርኢ። አቆራርፃ ፀጉሪ ክፍሊ ባህላዊ ልምዲ ኣመለኻኽዓ ክኸውን ይኽእል እዩ።

ዋዓግ ካብ ናይ ኣህባይ ዘርኢ እንትኸውን ናይ ኣትክልትን ፍራፍረን ተመጋቢት እንትኾውን ናብ ገዛውቲ ሰባት ብምእታውን ከም እንጀራን ቅጫን ሰባት ከይረኣይዋ እናሰርቀት ትወስድ እያ።

ኣብ ሓደ ዝኾነ ሜዳ ብኣብዝሓ ነፀላ ዝተኸደኑ ህዝቢ ብብዝሒ ጠጠው ይርአዩ ኣለዉ፡፡ እዞም ህዝቢ ሃይማኖታዊ ናይ ኣደባባይ በዓል እናኽበሩ እዮም ዝመስሉ፡፡

ፍሉይ ሕብሪ ዘለዋ ንኡሽተይ ናይ መርዑ መኪና ኣብ ከባቢ ፅቡቕ መዘናግኢ ትርአ ኣላ፡፡ እዛ መኪና ብዕንበባታት ዝተሸለመት እያ፡፡ ናይ መርዑ መኪና ብዕምበባ ትሽለም ስለምንታይ እዩ?

እዚ ኣብ ሓደ ድኳን ብጽፉፍ ተሰሪዐን ዝጸንሓ ቀያሕቲ ታኒካታት እየን። ኣብ ላዕሊ ‘ኦማር’ን ‘ጽኑዕ ቀሊል ስጋ ቱና’ን ዝብል ጽሑፍ ተጻሒፉ ኣሎ። እዘን ታንክታት ዓሳ ቱና ንመሸጣ ድሉዋት እየን።

መቀስ ነዊሕ ብረት ስንቂን ፀሊም ፕላስቲክ መትሓዚን ዘለዎ ኮይኑ፣ ደቂ ሰባት ንወረቐት፣ ጨርቂ ወይ ካልእ ንብረት ንምቑራጽ ዝጥቀሙሉ ዓይነት ኣቅሓ እዩ።

ብኢድ ዝእሰር ኣምፑል ኣብ ድኹም ናይ ድሕሪት መብራህቲ ዝበርህ ዘርኢ እዩ። እቲ ኣምፑል ብድሙቕ ይበርህ፣ እቲ ዝርአ ብርሃን ድማ ናይ ምትብባዕ ወይ ናይ ምርዳእ ስምዒት ይፈጥር። ሓድሽ ሓሳባት ንጸገማት ህይወት ንምፍታሕ ብኸመይ ኪሕግዝ ይኽእል፧

ዝተፈላለየ ዲዛይን ዘለዎም ተንጠልጣሊ ናይ እዝኒ መጋየፅታት እኔዉ፡፡ እዚኣቶም ውፅኢት ፋብሪካ እዮም ዝመስሉ፡፡ ውፅኢት ፋብሪካ ካብ ስራሕ ኢድ ብምንታይ ይፍለ?

ኣብዚ ምስሊ ክልተ ህጻናት ኣብ ልዕሊ ሴሳው ክጻወቱ ይረኣዩ። ሓንቲ ጓል ኣብ ላዕሊ ደው ኢላ ትበኪ፡እታ ካልኣይቲ ድማ ኣብ ታሕቲ ኮፍ ኢላ ትበኪ ኣላ። ብድሕሪት ድማ ናይ ሕቡራትሃገራት ደገፍ ዳስን ገዛውትን ይረኣዩ። ናይ ህጻናት ሓጎስን ጸወታንዝመልአ ቀሊልትርኢት እዩ።

ኣብ ከተማ ንእሽቶ ድኳን ፍርናሽ። እቲ ድኳን ብኮርጌትድ ሓጺን ኣብ ዝተሰርሐ ቀሊል ህንጻ ዝቕመጥ ኮይኑ፡ ኣብ ቅድሚኡ ዝተፈላለየ ናይ ገዛን ክሽነን ኣቑሑት ተቐሚጡ ኣሎ። ኣብ ኣየናይ ዓይነት ጣውላ እዩ ዝጥበስ "እንጀራ" ዝበሃል ባህላዊ ናይ ኢትዮጵያ ፍላትብሬድ?

ኣብ እግሪ ወይ ቁርጭምጭሚት ደቂ ኣንስትዮ ምስቲ "ፓንዳ" ተባሂሉ ዝፍለጥ ባህላዊ ህንዳዊ ጌጣጌጥ ዝመሳሰል ኮይኑ ኣብ ክልቲኡ እግሪ ዝኽደን/ዝግበር እዩ። እቲ ናይ ትግርኛ ቃል እቲ መጋየፂ ካልእ እንታይ ባህላዊ ስም ኣለዎ?

ኣብ ደረቕን ኣኽራናትን ከባቢ ሓንቲ ሑምባሻ ዘለዋ ገመል የርኢ። እታ ገመል ቦርሳ ወይ ሳእኒ ዝመስል ኣብ ሕቖኣ ተሰኪማ ኣላ። ኣግማል ኣብ ደረቕ ከባቢታት ንኽነብሩ ዝሕግዞም እንታይ ፍሉይ ኣካላዊ ባህሪ ኣለዎም?.

ኣብዚ ጻዕዳ ጋውን ዝለበሰ ሓኪም ፡ ኣብ ክፍሊ ሕክምና ዝተኣከቡ ሰባት ብቐረባ ክምርምሮም ይርአ። ህዝቢ ኮፍ ኢሉ ይጽበ ኣሎ፡ ንሳ ድማ ብጥንቃቐ ሕክምና ክትገብር ትርአ ኣላ።

እዚ ፍሉጥ ኢትዮጵያዊ ደራፋይ ናይ ትግርኛ ቋንቋ እዩ፡፡ ፍርቂ ንውሓት ዘለዎ፡ ጸሊም ስዊተር ተኸዲኑ ፍሽኽ ክብል ይረአ። እቲ ድሕረ ባይታ ድብዝዝ ዝበለን ናይ ደገ ትርኢት ዝመስልን እዩ። ነዚ ደራፊ ብሓጺሩ ብኸመይ ምገለጽካዮ?

ዓረብያ ካብ ሓፂንን ጎማን ዝተሰረሓት ኮይና፣ ኣብ ወርክሾፕን ሆስፒታላት፣ ፋብሪካታት፣ ኣባይትን ንሲሊንደራት ጋዝ ብዘይ ስግኣት ንምጉዕዓዝ ትጠቅመና ዓረብያ እያ ።

ክትፎ ኣብ ኢትዮጵያ ብፍላይ ኣብ ማሕበረሰብ ጉራጌ ኣዝዩ ተፈታዊ ባህላዊ ምግቢ እዩ። መብዛሕትኡ ግዜ ጥረ ኮይኑ (ዘይበሰለ) ይቐርብ፣ ምሉእ ብምሉእ በሲሉ ክቐርብ ውን ይኽእል። እዚኸ ኣየናይ ዓይነት ኪትፎ እዩ ዝርአ (ጥረ ወይ ዝተበሰለ)?

ናይ ባሎንጓ ቡቅልቲ ንርኢ ኣለና፡፡ ናይ ባሎንጓ ብቁልቲ ኣብ ፀበላት ከም መኽፈልቲ ኮይኑ የገልግል፡፡ ኣብ እንዳ መሸጢ ስዋ እዋን ከም ምግቢ ኮይኑ ይሽየጥ፡፡ ብቑልቲ ከመይ ከምዝዳሎ ትፈልጡ ዶ?

እዚ ኣብ መንጎ ልዑል ቮልቴጅ ዘለዎም መስመራት ሓይሊ ኤሌክትሪክ ዝርከብ መተሓላለፊ ኤሌክትሪክ። ብዙሓት መከላኸሊ ሓይሊን ደገፍቲ መስመርን ነቲ መተሓላለፊ ሓይሊ ንምትካእ ብግቡእ ዝተዳለዉ እዮም።

ኣብ ትግራይ ካብ ዝርከቡ ናይ ትእምት ትካላት እቲ ሓደ ፋብሪካ ዓለባ ኣልመዳ እንትኸውን ኣብ ትግራይ ኣብ ዝተኻየደ ፅንፈታዊ ኩናት ካብ ዝዓነዉ ትካላት እቲ ሓደ እዩ።

ሓንቲ ሮዛ ሕብሪ ክዳን ህፃን ፊደል ናይ እንግሊዝኛን ትግርኛን አብ ሰማያዊ ሕብሪ መንደቅ ተለጢፎም ብበትሪ ገይራ እንዳ አንበበት ትርከብ፡፡ ፀሊም ሰሌዳን ዝተፈላለዩ ቁፅሪታትን አብ መንደቅ ተለጢፎም ይርከብ፡፡ እዚ ኬጅ ትምህርቲ ቤት ሽሙ እንታይ ተባሂሉ ይፍለጥ?

ሪልስቴት ዝሰርሖም ኣዝዮም ምልኩዓት ናይ መንበሪ ገዛውቲ ሓደ ዓይነት ሕብርን ዲዛይንን ሒዞይ ይርአዩ ኣለዉ፡፡ ሪልስቴታት ኣብ ከተማታት ትግራይ ይፍለጡ ዶ?

እዚ መቅላይ ሚኒስትር ደክተር አብይ አሕመድ ኣብ መድረኽ ወግዓዊ መደረ ወይ ኣቀራርባ ከቕርብ ከሎ የርኢ። ኣብቲ መድረኽ ንሰማዕቲ ይዛረብ ከም ዘሎ ዝሕብር ማይክሮፎን ኣሎ።

ኣብዚ ንእሽቶ ናይ ደገ ክፍሊ ትረአ። ኣብ መንጎ መናድቕ ኣብ እተዳለወ ቦታ፡ብዙሓት ቈልዑ ኣብ መንበሩ ኮፍ ኢሎም ይርከቡ፣ ኩሎም ድማ ናይ ቤት ትምህርቲ ዩኒፎርም ተኸዲኖም ኣለዉ። ሓደ መምህር ኣብ ጥቓ መንደቕ ደው ኢሉ ክምህር ይረአ።

እቲ ዝረአ ዘሎ፡ ኣብ ደረቕን ኣኻውሕን መሬት፡ ካሞፍላጅ ወተሃደራዊ ካምቻን ናይ ውግእ ቡትን (ሓደ ጸሊም፡ እቲ ካልኣይ ቡናዊ) ዝለበሱ ክልተ ሰባት ታሕተዋይ እግሪ እዩ።

ኣብዚ ኣደባባይ ዓብዪ ጉጅለ ወተሃደራት ብመስርዕ ደው ኢሎም ይረኣዩ። ኩሎም ሰማያዊ ናይ ወታደር ዩኒፎርም ዝተኸድኑን ኣብ ርእሶም ቀይሕ ቆቢዑ ዘለዎምን እዮም። ኣብ ጥቓ ጽርግያ ደው ኢሉ ዝዛረብ ሰብኣይ ካልኦት ድማ ብድሕሪት ብመስመር ደው ኢሎም ኣለዉ።

ኦቸን ሸኖን ኣብ ዕዳጋ ኢትዮጵያ ህቡባትን ብሰፊሑ ዝርከቡን ምልክታት ሓርጭ ኣሕምልቲ እዮም። ኣብ የማን ኣብ ዝርከቡ ቀያሕቲ ቆርቆሮታት ዓይነት ፍርያት እንታይ እዩ?

እዚ ጻዕዳ ባህላዊ ክዳን ኢትዮጵያ ጠጠው ኢሉ ይርአ። ኣብ ማእከል እቲ ክዳንን ኣብ ዙርያ ኣእዳውን ብሕብራዊ ቀለም ዝተሰርሐ ባህላዊ ኣምልኾ ኣሎ፣ እቲ ሕብርታት መብዛሕትኡ ግዜ ቀጠልያ፣ ቀይሕ፣ ብጫን ጸሊምን እዩ። ኣብ ማእከል ድማ ነዊሕ መስመር ኣምልኾ ይስኣል።

ኣብዚ ጉጅለ ሰባት ኣብ ሓደ ሰፊሕ ኣኻውሕ ዝበዝሖ ከባቢ እናተጓዕዙ ይረኣዩ። እቲ ከባቢ ደረቕን ሓምላይን መልክዓ ምድሪ ኮይኑ፡ ኣብ ርሑቕ ፍርቂ ግራጭ ሰማይ ኣሎ። እዚ ኣብ ተፈጥሮኣዊ ደረቕ ሃዋህው ዝካየድ ምንቅስቓስ ሓገዝ ወይ ምንቅስቓስ ጽርግያ ዘርኢ እዩ።

ኣብዚ ጻዕዳ ክዳን ዝተኸድነት ሰበይቲ መንቀጽ ጸጉሪ ሒዛ ትርከብ። እታ ሰበይቲ ነዊሕ ጸጉሪ ስለ ዘለዎ በቲ መንቀጽ ተንቅፆ ኣላ። እዚ ምስሊ መስርሕ ክንክን ጸጉርን ውልቃዊ ጽሬትን ዝገልጽ እዩ።

ናይ መዓርፎ ነፈርቲ ናይ ጸጥታ መፈተሺ ነቑጣ ዘርኢ እዩ። ኣብ ማእከል ዓቢ ስካነር ኣሎ፡ኣብ ልዕሊኡ ድማ ብቐይሕ ፊደላት ፕሮቪዥን2ዝብል ቃላት ተጻሒፉ ኣሎ። ሓደ ሰብ ኣእዳዉ ኣልዒሉ ኣብ ውሽጢ ደው ኢሉ ይርአ። መስርሕ ምጽራይ ጸጥታ መዓርፎ ነፈርቲ ዘርኢ እዩ።

ኣብዚ ሕዚ እዋን ኣጠቃቅማ ታቤላታት ብጣዕሚ እናበዝሓ ይርከብ። እንተኾነ ግና እቶም ታቤላታት ነቲ እንግልገለሉ ነገር ግቡእ ድዩ ኣይኾነን እንተይፈለጥና ኢና ንጥቀመሎም።

ጫማ ዝሽየጠሉ ናይ ደገ ዕዳጋ ኮይኑ፡ እቲ ጫማ ድማ ኣብ ዕንጨይቲ ዝተሰርሐ ጠረጴዛ ይቐርብ። እቲ ዕዳጋ ኣብደገ ኮይኑ፡ ናይ ሓመድ መንገዲ ኣሎ። ዓይነት ክፉት ኣየር ዕዳጋ ጫማ ኣብ ኢትዮጵያ ኣብ ኣየኖት ከተማታት ወይ ከባቢታት ይርከብ ልሙድ?

ብድምፂ ወያነ ትግርኛ ዜና ሰዓት 06፡30 16 ጥሪ 2017 ዓ/ም ዝሓለፈ መልእክቲ ብናይ አሜሪካ ሓላፊ ዝተፈናቀለ ህዝቢ ትግራይ ናብ መረበቱ ክምለስ ዝብል አሕሊፉ፡፡ እዚ ዜና ብሪፖርተር ተስፋይ ሃፍቱ ቀሪቡ፡፡ እዚ ዝሓለፈ ዜና ተግባራዊ ኮይኑ ዶ?

ኣብዚ ባህላዊ ጨርቅታትን ቀለቤታትን ኣብ ናይ ደገ ቦታ ተዘርጊሖም ኣለዉ። ብጸጋም ድማ ኣብ ገረብ ተሰቒሎም ቅድሚ ሕጂ ብቅርጺ ዝተሰርሑ ጨርቂ ኣለዉ። እቲ ከባቢ ባህላዊ ዕዳጋ ወይ ድኳን ኢደ ጥበብ ክኸውን ይኽእል እዩ።

Canon imageRUNNER ADVANCE 6555i ዓቢይ ጻዕዳ ብዙሕ ስራሕ ዘለዎ መሕተሚ እዩ። እዚ ዓይነት መሕተሚ እዚ ከም ሕትመት፣ ምቕዳሕ፣ ስካንን ፋክስን ዝኣመሰሉ ተግባራት ኩሉ ኣብ ሓደ ክሰርሕ ይኽእል። እዛ ካኖን መሕተሚት ኣብ ደቒቕ ክንደይ ገጻት ክትሕትም ትኽእል?

ባህላዊ ብጫ ገዛን ኣብ ቅድሚኡ ደው ኢሎም ሰለስተ ሰባትን። ህንጻ፡ ባህላዊ ብጫ ቀለም ዝተለኽየ ገዛ ይርአ። እቲ መናድቕ ካብ ጭቃ ወይ ብጭቃ ዝተሰርሐ ይመስል። ሰለስተ ሰባት ባህላዊ ክዳን ዝተኸድኑ ኣብ ቅድሚ እቲ ገዛ ይረኣዩ።

እዚ ባህላዊ ናይ ዕዳጋ ቦታ እንትኸውን ሰባት ኣብ እዋን ናይ ዕዳጋ መዓልቲ ዝሓዝዎ ዘርጊሖም ዝሸጥሉን ትሕዝትኦም ምስ ወድኡን ከምኡውን እዋን እንትመሽን ጠሪኒፎም ናብ ቤቤቶም ዝኸድሉ ከይዲ እዩ።

ዝተፈላለዩ ፍርያት ጸጉርን ኣካላትን ኣብ መደርደሪ ድኳን ይሽየጡ። ካብቶም ብቕድሚት ጐሊሖም ዝረኣዩ ፍርያት፡ ጥርሙዝ ናይ ጆንሰን ናይ ህጻናት ሻምፖን ሎሽንን ይርከብዎም።

ዝተፈላለዩ ናይ ምግቢ ዓይነታት ከምኡውን ከም ኦሞ ዝኣምሰሉ ናይ ንፅሕና ሸቐጣት ዝሽየጡሉ ሹቕ ይርአ ኣሉ፡፡ እዚ ከምዚ ዓይነት ሹቕ እንታይ ተባሂሉ ይፅዋዕ?

እዚ ባዶ ኽፍሊ ኮይኑ መስርዕ ሰደቓታትን መናብርን ኣብ ቅድሚት ዓብዪ ሰሌዳ ፀሊም ሰሌዳ መጋረጃ ኣብ ጥቓ መሳዅቲ ናይ መብራህትን መከላኸሊ ኣየርን ልሙድ ቤት ትምህርቲ ወይ ዩኒቨርሲቲ እዩ ።

ዓቢ ናይ ዕንጨይቲ ዓራትን ናይ ጨርቂ ሶፋን ዘለዎ መደቀሲ ክፍሊ ዘርኢ እዩ። እቲ ዓራት ድርብ ፍራሽን ርእሲ ዓራትን ኣብ ናይ ገዛእ ርእሱ ዕንጨይቲ ፍሬም ኣለዎ። እቲ ዓራትን ሶፋን እንታይ ዓይነት ቅዲ ውሽጣዊ ዲዛይን እዩ ዝኽተል?

እታ ናይ መርዓ መኪና ኣዝያ ጽብቕትን ፍቕራዊትን እያ። ጸሊም ኮይኑ ድሙቕ ቀይሕ ዕምባባታትን ኣብ ልዕሊኡ "LOVE" ዝብል ቃል ዘለዎን ፍሉይ መዓልቲ ምዃኑ ዘመልክት እዩ።

እታ ጓል ኣንስተይቲ ዘመናዊ ዲዛይን ናይ ባህላዊ ክዳን ኢትዮጵያ (ሓበሻ ክዳን) ተኸዲና ኣላ። እቲ ክዳን ብውህደት ጻዕዳን ወርቅን ግራጭን ዝተሰርሐ እዩ። ቅዲን ሕብርን ናይቲ ኣከዳድና ዲዛይኑ እንታይ እዩ?

ሓደ ዓይነት ጥሉፍ ዓለባ ዓዲ ዝተኸደና ደስ በሃልቲ ህፃውንቲ ብየማነ ፀጋም ኢድ ንኢድ ተተሓሒዘን ይፃወታ ኣለዋ፡፡ እዚ ፀወታ እንታይ እናተባህለ ይፅዋዕ?

"መጽሓፈይ እንስሳታት ብትግርኛ" ብዝብል ኣርእስቲ ናይ ህጻናት መጽሓፍ፡ ንህቢ፡ ወይኒ፡ ኣህባይ፡ ራቢጣ፡ ዕንቅርቢት፡ ከልቢ ዝኣመሰሉ ዝተፈላለዩ እንስሳታት ዝገልጽ ካርቱንታት የርኢ። እታ መጽሓፍ፡ ህጻናት ክእለት ቋንቋ ትግርኛ ንኸማዕብሉ ንምሕጋዝ ዝዓለመት እያ። እታ መጽሓፍ ክንደይ ገጻት ኣለዋ?

ኣብ ኢትዮጵያ ርእሰ ከተማ ኣዲስ ኣበባ መበል 23 ዓቢይ ጉያ ቆፃል ማልያ ተከዲኖም ብዙሓት ሰባት ደቂ ኣንስትዮን ደቂ ተባዕትዮን ህፃውንትን እንዳተወዳደሩ እዮም።

ኣብ ገምገም ሩባ ደው ዝበሉ ጉጅለ ደቂ ተባዕትዮ። እቶም ደቂ ተባዕትዮ ባህላዊ ጻዕዳ ክዳን ተኸዲኖም ኣብቲ ኣኻውሕ ዝበዝሖ ባንክ ደው ኢሎም ኣለዉ። ኣብ ድሕሪት ጽዑቕ ቀጠልያ ኣትክልቲ ይርአ። ሰባት ዝእከብሉን ዝረኣዩሉን ተፈጥሮኣዊ ምድላው እዩ።

እዚ ቀጽሪ ቤተ ክርስቲያን ብሰዓብቲ ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ ልዑል ኣኽብሮት ዘለዎ ኮይኑ፡ ታቦት ኪዳን ዝርከበሉ ቦታ ምዃኑ ይእመን። ስለምንታይ እዛ ዘመናዊት ቤተ ክርስቲያን ንደቂ ተባዕትዮ ጥራይ እትፍቀድ?

ትዊተር (Twitter) ኣብ ኣሜሪካ ካብ ዝርከቡ ናይ ኮምፕዩተር ኣገልግሎት ካብ ዝህቡ ትካላት እቲ ሓደ እዩ። ናይ እቲ ትካል ዋና ቤት ፅሕፈቱ ድማ ኣብ ሳን ፍራንሲስኮ ይርከብ።

ትምህርቲ ሚኒስቴር ዝብል ብአምሓርኛን እንግሊዘኛን አብ ዕንቋይ ሕብሪ ብፃዕዳ ተፃሒፉ ይርከብ፡፡ አብ ማእከል እዚ አርማ ብጫ፣ ሰማያዊ፣ ዕንቋይን ቀይሕን ሕብሪ ዘለዎም ናይ መፅሓፍ ገፃት አብ ፃዕዳ ድሕረ ባይታ ተገንፂሎም ይርከቡ፡፡ ትምህርቲ ሚኒስቴር አበይ ቦታ ይርከብ?

ፍሉይ ጥበብ ዘለዎ ሕድያት ዝገበረ መንእሰይ ሞባይል እንትጠዋውቕ ይርአ ኣሎ፡፡ ከምዚ ዓይነት ትርኢት ንመፋለጢ ዕላማ ዝግበር እዩ፡፡ ካብዚ ወፃኢ ካልእ እንታይ ክኸውን ይኽእል?

እዚ ኣብ ወሰን ጽርግያ ዝርከብ ዕዳጋ (ድኳን) ኣብ ጐድኒ ጽርግያ ኣብ ሓንቲ ከተማ ኢትዮጵያ ዝርከብ እዩ። እቲ ምስሊ ህይወትን መዓልታዊ ንጥፈታትን እታ ከተማ ዘርኢ እዩ። እቲ ድኳን ካብ ሞገድ ሓጺንን ዕንጨይትን ዝተሰርሐ ቀሊል መዋቕር ዝተሰርሐ እዩ።

ኣብ ደስ ዝብል መዘናግዒ ቦታ ሓደ ሰብ ዘለዎ ብዙሓት ወናብር ዘለዎ ብዙሓት ተክልታት ዘለዎ ባይትኡ ደስ ብሃሊ ብሻንባቆ ዝተሰረሐ ኣፍ ደገ

ሰለስተ ጎማ ኮፍ መበሊ ወንበር ዘለዋ ሞተር ንሽማግለታትን ድሩት ምንቅስቓስ ዘለዎም ሰባት ንምጉዓዝ ካብ ቦታ ናብ ቦታ እትጠቅም ብጣዕሚ ምችውቲ እያ።

እቲ ፍሉጥ በዓል "ኣሸንዳ" ወይ "ሻደይ" ኣብ ሰሜን ኢትዮጵያ ብፍላይ ኣብ ክልላት ትግራይን ኣምሓራን ዝኽበር እዩ። እዚ በዓል እዚ ሃይማኖታውን ባህላውን ትርጉም ዘለዎ ኮይኑ፡ እዚ በዓል ክሳብ መዓስ እዩ ዝኽበር?

እዚ ዘረአ ዘሎ “ሬዲት” ዝብል ኣርማ የርኢ። ኣብ ድሙቕ ሕብሪ ዘለዎ ዓንኬል ሕጉስ ገጽ ዘለዎ ፍሉጥ ምልክት ኣለዎ፣ ብድሙቕ ቀይሕ-ቀጠልያ ፊደላት ሬዲት” ዝብል ቃል ተኸቢቡ።

ኣብ ኢትዮጵያ መእተዊ ድኳን ኣሎ፡ ኣብ ልዕሊ ቅስት ናይቲ ድኳን ድማ ብኣምሓርኛ ዝተጻሕፈ "ሓራምበ" ዝብል ስም ኣሎ። "ሓራምበ" እትብል ቃል ካብ ቋንቋ ስዋሂሊ ዝመጸት እያ፡ እንታይ ዓይነት መልእኽቲ እያ ነዛ ድኳን ዘመሓላልፋ?

እዚ ኣብ ጎደና ከተማ ዝርከብ ናይ ንግዲ ህንጻ መእተዊን መስኮት ድኳናትን ዘርኢ እዩ። ኣብ መስኮት ብዙሓት ናይ መወዓውዒ ፖስተራትን ስእልታትን ተሰቒሎም ኣለዉ። ብየማን ሓደ ዓቢ ጻዕዳ ማይ ታንኪ ኣሎ፣ ኣብ ታሕቲ ምስ ሓደ ጠረጴዛ ተተሓሒዙ ይርከብ።

እዚ እኩብ ናይ ደገ ዕንጨይቲ ኣቑሑት፡ ከም መንበርን ቅርጻታትን ዘርኢ እዩ። ብየማን ድማ ዓቢ ዝተቐርጸ ዕንጨይቲ ካቢነ ኣሎ። እቲ ከባቢ ዕዳጋ ወይ ናይ ስራሕ ቦታ ይመስል፣ መሬት ደረቕ እዩ፣ ኣባይትን ህንጻታትን ብድሕሪት ይረኣዩ።

ባህላዊ ኣካዳድና ብሩር ዘለዎ ዘርኢ ኮይኑ፡ ምናልባት ካብ ብሩር ወይ ካብ ቅይሕ ብሩር ዝተሰርሐ ክኸውን ይኽእል። ዓይነት ስራሕ ኣካል ባህላዊ ኢደ ጥበብ ኢትዮጵያዊ ምውድዳር ክዳውንቲ ክኸውን ይኽእል እዩ።

ኣብዚ ኣብ ውሽጢ ገዛ ኣብ ዝርከብ ኣዳራሽ ስፖርት ጸወታ ቴብል ቴኒስ ይካየድ ኣሎ። ክልተ ተጻወትቲ ብኽልቲኡ ሸነኽ ናይቲ ጠረጴዛ ደው ኢሎም ይጻወቱ ኣለዉ። ኣብ ሓደ ሸነኽ ናይቲ ጠረጴዛ ሓደ ዳይሬክተር ነቲ ጸወታ ዝከታተል ኣሎ።

እዚ ኣብ ላዓሊ ዝርአ ዘሎ ምስሊ ናይ ገፀር ቦታታትን ,ጎቦታት, ፅርግያታት ትግራይን የርኤና ኣሎ። ብተወሳኺ እውን ጉዕዞ ክልተ መኻይን, እፅዋት, ከውሕታት ይረኣዩ ከምዘለው ይሕብረና።

ወታደራዊ ጃኼትን ሸርጥን ዝገበረ ሰብ ይርአ ኣሎ፡፡ ኣብ ትግራይ እዚ ክዳን ኩሉ ዝኽደኖ ኣይኮነን፡፡ ነዚ ክዳን ዝኽደኑ ሰባት እንመን እዮም?

እዚ ዝተቆነነትን ናይ እዝኒ መመላክዒ ዝተሸለመት ሰበይቲ ዘሪኢ እንትኮውን ክዳና ድማ ድሙቕ ሕብሪ ዘለዎ ባህላዊ ኽዳውንቲ እውን ተከዲና ትርከብ ።

ኣብ ሓደ ከባቢ ሓሰራት ተኾልሲሶም ይርአዩ ኣለዉ፡፡ ሓሰራት ናይ እኽሊ ተረፈ ምህርቲ ኮይኖም ንእንስሳት ምግብነት የገልግሉ፡፡ ኣብ ገጠር ሓሰር ዝምገቡ እንስሳት እንመን እዮም?

እዚ ደጋዊ ገጽ ናይ ሓንቲ ንእሽቶ ካፊተሪያን ወይ ናይ ጀላቶ ድኳን የርኢ። እቲ ድኳን ጀላቶ ይሸይጥ ከም ዘሎ ዚሕብር ስእሊ ጀላቶ ዝሓዘ ሮዛ የምልክት።

እቲ ዝረአ ሰብ ብድሕሪት እዩ ዝረአ። እቲ ሰብ ጻዕዳ ባህላዊ ክዳን ተኸዲኑ፡ ኣብ ርእሱ ድማ ጻዕዳ ቅብኣት ወይ ጠስሚ ነገር ኣለዎ።

ኣብ ትግራይ ካብ ዝርከቡ ባህላዊ ሳዕስዒት ሓደ ዝኮነ ትግርኛ እንትከውን፣ እቶም ደቂ ኣንስትዮን ደቂ ተባዕትዮን ብከበሮን ካልኦትን ደስ ኢሊዎም እንዳሳዕስዑ እዮም።

"ፍልስምና" ዝብል ኣርእስቲ ዘለዎ መጽሓፍ ገጽ እዩ። እዚኦም ከም መሰጋገሪ እምኒ ዝተቐመጡ ይመስሉ። እቶም ኣእማን ወርቃዊ ሕብሪ ዘለዎም ስንጥቆታት ኣለዎም። እዚ ሽፋን እዚ ዓሚቝን ሓሳባውን ፍልስፍናዊ ስራሕ ዝእምት እዩ።

ኣብ ኢትዮጵያ ክልል ኦሮምያ ዞባ ባሌ ዝርከቡ ፍሉጣት በዓትታት ሶፍ ዑመር የርኢ። በዓቲ ሶፍ ዑመር ኣብ ዝርዝር ቅርስታት ዓለም ዩኔስኮ ንኽኣቱ ተሓጽዩ ብቐንዱ እንታይ ፍሉይ ባህርያት ስለዘለዎ ድዩ?

እዚ ኣዝዩ ልዑል እምባ እምኒ ዘርኢ ኮይኑ፡መንደቑ ካብ ትኽ ዝበለን ጽኑዕን እምኒ ዝተሰርሐ እዩ። ኣብቲ ናብ ሓደ ጥንታዊ ቤተ ክርስቲያን ዝወስድ መንደቕ እምኒ ንእሽቶ ማዕጾ ተቐሪጹ ኣሎ። ኣብ ታሕቲ ዘሎ ክፍሊ ውሽጣዊ ክፍሊ ቤተ ክርስቲያን የርኢ።

ሰብኣይን ሰበይትን ዝመስሉ ንኡሳት ምስ ክልተ ቆልዑ ሓደ ዓይነት ዝጥልፉ ዓለባ ዓዲ ተኸዲኖም ይርአዩ ኣለዉ፡፡ ከምዚ ዓይነት ቤተ ሰብ ደስ ዶ ይብል?

ኣብ ትግራይ ከባቢ ገጠር ደቂ ሰባት ብሓደ ኣብ ማኣዲ ኮፍ ኢሎም ኣብ ቅድሚኦም ድማ እንጀራ ብሰተታ ተከዲኑ ቀሪቡ ክበልዑ እንዳተዳለዉ እዮም።

እዚ ሓደ ሰብ ባህላዊ ቡን ኬዳሉ ኸሎ ዘርኢ ኮይኑ ምናልባት ኣብ ጐደናታት ወይ ኣብ ግዳም ኪኸውን ይኽእል እዩ ።ሓደ ሰብ ካብ ሓጺን ዝተሰርሐ በራድ ጸሊም ቡን እናቀደሐ ይርከብ።

ፍልይ ዝበለ ፋሽን ዝተኸደነት መፋለጢት ትርአ ኣላ፡፡ ንሓደሽቲ ፋሽን ክዳናት ምፍላይ ልሙድ እዩ፡፡ እዞም መፋለጥቲ ሞያዊ መፀውዒ ሽሞም እንታይ ይበሃሉ?

ብዘይቲ ዝተጠብሰ እንቋቑሖ ብባኒ ምስ ኣሕምልቲ ከም ኮሚደረን ጉዕን ዝተሰረሓት እንትከውን፣ ደቂ ሰባት መብዛሕቲኡ ኣብ ቁርሲ ዝምገብዎ ዓይነት ምግቢ እዩ።

እዚ ባህላዊ በዓል ቡን ዝካየድ ዘሎ ዘርኢ እዩ። ኣብ ማእከል ቡን ብሓጺን ዝተሰርሐ መሳርሒ ኣብ ልዕሊ ሓዊ ይቅሎ ኣሎ፡ትኪ ድማ ይለዓል ኣሎ። ብጸጋም ድማ ጀበና ቡንን ይርአ። ብየማን፡ ፈናጅል ቡን ብጽፉፍ ቅርጺ ኣብ ቀይሕ መቅረቢ ተሰሪዖም ኣለዉ።

ኣብዚ ድንኳን ዝርአ ዘሎ ምስሊ ሶፍት ኮይኑ ደቂ ሰባት ንፅርየት መሐለዊ ንጥቀመሉ። ብተወሳኺ ንሽንቲ ቤትን ንንፋጥን ንጥቀመሉ ኢና ወዘተ ።

ኣብ ሓደ ጠረጴዛ ወርቃዊ ሕብሪ ዘለዎም እኩብ ስልማት ተቐሚጦም ኣለዉ። እቲ ጌጣጌጥ ንሓድሕዱ ዝተኣሳሰረ ክቡብ ወይ ሞላሊት ቅርጺ ዘለዎ መላግቦታት ኣለዎ። እዚ ጌጣጌጥ እዚ ካብ ናይ ብሓቂ ወርቂ ድዩ ወይስ ብወርቂ ዝተጠምዐ?

ኣብዚ ብዙሓት ሰባት ኣብ ሰፊሕ ቦታ ደው ኢሎም ክጽልዩ ይረኣዩ። ነፍሲ ወከፍ ሰብ ኣብ ናይ ገዛእ ርእሱ መኣዲ ጸሎት ደው ኢሉ፡ኣእዳዉ ኣብ ቅድሚኡ ሒዙ ስቕ ኢሉ መንፈሳዊ ጸሎት ይገብር። እዚ ሓደ መልክዕ ሓድነትን መንፈሳዊ ሓድነትን ዝገልጽ እዩ።

ኣብ ከባቢና ብዙሓት ዓይነት ቢራ ኣለዉ፡፡ እዚ ይርአ ዘሎ ቢራ በደሌ ዝበሃል እዩ፡፡ እዚ መስተ ኣብ ከባብና ኣዝዩ ልሙድ እዩ፡፡

እዚ ካብ ኢትዮጵያ ዝተወሰደ ሕብራዊ ስእሊ ኮይኑ፡ ባህላዊ ክዳውንቲ (ጻዕዳ ሻውል/ሳሸን ገለ ቀይሕ ዝርዝራትን) ዝተኸድኑ ደቂ ተባዕትዮን ሳድል ዝለበሰ በቕሊ ዘርኢ እዩ። እቶም ሰባት ጠበንጃን ካልእ ባህላዊ ኣጽዋርን ሒዞም ይርከቡ።

ዓፂድ ከም ስርናይ፤ ስገም ፤ዕፉን፤ ሩዝን ካልእ እኽሊ ንምእካብ ዘገልግል ዓብዪ ናይ ሕርሻ ማሽን እዩ። ንዝተፈላለዩ ዕዮታት ኣብ ሓደ ዘጣምር ማሽን እዩ።

እዚ ካብ ኤትዮ ቴሌኮም ዝተባህለ ሃገራዊ ትካል ተሌኮሙኒኬሽን ኢትዮጵያ ኣብ ደረት መገዲ እተለጠፈ ሰሌዳ እዩ። ሎጎ ኤትዮ ቴሌኮም ኣብ ላዕለዋይ ጸጋም ይርከብ።

ናይ ሻምናይ ክፍሊ ትምህርቲ ሕብረተሰብ ናይ ተምሃራይ መፅሓፍ ይርአ ኣሎ፡፡ መፅሓፍ ንሓደ ተመሃራይ ኣዝዩ ኣድላዪ ናይ ትምህርቲ ናውቲ እዩ፡፡ ካብ ኢድ ተመሃራይ ክፍለ የብሉን፡፡

ሶቒር ዝገበረት ኮርጫጭ ጨጉራ ሕጉስቲ ጓል ኣነስተይቲ ትርአ ኣላ፡፡ ፅባቐ ኣርተፊሻልን መጋየፅን ብምጥቃም ጥራሕ ዝመፅእ ዝመስሎም ኣለዉ፡፡ ሓቃዊ ፍሽኽታን ሰሓቕን ተወዳዳሪ ዘይብሉ መጋየፂ ምዃኑ ትፈልጡ ዶ?